ሆቴላት ማለት ንደቂ ሰባት ንመዕረፍን ንመደቀሲን ክኾን ይክእል፡፡ ምግቢ ንመብልዒን ወይ ከዓ መዘናግዕን ዝጥቀምሉ ዓይነት መዕረፊ እዩ፡፡ ሰባት ገንዘቦም ከፊሎም ክድቅስሉን ክበልዕሉን ዝኸእሉ መዕረፊ ቦታ እዩ፡፡